ሃይማኖት ዝበሃል ናይ ሓደ ሰብ ወይ ድማ ዝተፈላለዩ ቡዘሓት ሰባት ንሓደ ዘይረኣይ ነገር ከምዘሎ ኣሚኖም ዝኽተሉዎ ዝኣምንዎ ወይ ዘምልኽዎ ማለት እዩ።